ናይ መኪና ክፍሊ መሸጢ ነትወርክ እዚኦም መሸጢ ኽፍሊ መኪና ዓብ ኣነእሽቲ መኪናታት ዝውድዱን ዝሰርኁን መኪናታት ብምሉኡ ናብ መሸጣ ዘቕርቡ ብካላት እንተኾኖ ንእሽተን ንእሽተን መሠራሕታት ዝግነየሎም በታት::

ናይ ጽገና ወርክሾባት ዝካየድ ምሽጣ እዙይ ብፍልላይ ንጽገና መካይን ዝስርፉ ወርክሸጳት ኮይኑ ዝገብርዎ ጽገና ኣዕብዮም ዝተሓደሰ ወይ ድማ በዘ ዝጐድላ መኪና ኣብ ምሸጣ ያወርብሩ።

ሓደ ኻብቲ ጸግም ናይ ቦንዳ ኣቐን ክዳውንቲ እዩ ናይ ኣውሮጳወን ወይን ኣሜርካወይን ወይን ካብ ዝተፈላለየ ዓዲ ስለ ዝመጽእ ናይ ዓድና ሰባትስ ገለ ግንእሶም ገለ ኽዓብዮም ስለ ዝፍእል ሕዚ ድጣዕሜ ኣጸጋሚ እዩ ናይ ቦንዳ።

ቕድሚ ሕጅ ናይ መብራህቲ ወይ ንማይ ምኽፋል ናይ ፍሊ ቤት ጽሕፈት ብጥደ ገንዘብ ምዃድ ስድሊ ነበረ ሕጅ ዲጅታል ኣማራጽታት ንቐጥታዊ ክፍሊት ይሕግዙን ግን ብብኃት ሰባት ንምጽሓፍ ዝቐለለ ወቕዓዊ መንገዲ ይመርፁ።

ኣብ ገዳና ንኤርታይም ዝረጡ ብዙኃት ሰባት ጥረ ገንዘብ ልውውጥ ዘዘውትሩ ሰባት እዮም ነዙይ ንእሽተን ልግዲ ንምስራሕ ካብ ኣሽሓት ሰባት ብዙኅ ሳንቲማትን ብዙኅ ንእሽተን ገንዘባትን ይስብስቡ።

ሆቴላት ካብ ዝተፈላልየ ቦታ ዝመጸሰብ ዝዓርፈሉንትኾን ዝተፈላልየ ግርጋሉት ክትህቡ ቦታ እዩ ልምሳሌ ቤት ዳምጊ ቤት ዳምስተ ማዕረፊ ኣጋይሽ ዘለዎ መደቀሲ መዘናግዒ ዘለዎ ቦታ እዩ።

ሃይ መንግሥቲ ተካላት ዝካየድ ኣወጋገድ እዝ መንገዲ ምንስተር ካብ ካልኦት ናንስቲ ኣካላት ዝካየድ ኣወጋግድ ምኪና ኮይኑ ነቲ ነውሕወንተ ጠወንካሉ ዘጸንኻ ምኪና :ተሕጋዊ መሥራሒ ንግዝኣት እዝቐርብ ሥርዓት እዩ::

ኣዳሕጐይ ሞባይል ባንክን ክትጥቀም ኣይትደልን መሕንያቱም ነዙይ ገንዘብ ክትርእዮ ስለ ዘይትኽእል ንሳ ንገዘብካ ኣብ ኢድካ እንድኅሪ ዘየለ ከም ዘይብልካ ምቝጻር የሓይሽ ኢላ ተኣምን።

ናይ መኪና ክራይ ቁባንያተት እዝኦም ቁባንያተት እዚኦም ኣገልግሎት ሂቦም ዝወዱ ወይ ሓድሽቲ ሞዲላት ብምምጻእ ብዝዕርፍዎ መካይናት ዝተወሰነ ዋጋ ናብ ሕዝቢ ዝሸጥሉ ዓይነት ቦታ እዩ።

ኣብ መጽሕጢዮም ገጠራት ዲጅታል ኣጥቓቕማ ገንዘብ ከም መመርጺ ኣይረይን ምኽንያቱም ኣብዙ ቦታሱ ስልኪ ምብራህቲ ኔትወርክ ብዙኅ ስለ ዘየላ ከም ኣማራ ጨይሩውን ናይ ዲጅታል ገንዘብ ኣጠቐቕማ።

ሓደ ነጋዳይ ገንዘብካ ብመቕዳዱ ወይ ብጵላስተር ብምጥባቑ ገንዘብካ እምቢ ኽብልካኸሎ ዘሀርቕ እዩ ነቲ ገንዘብ ክሳዕ እትቕይሮ ወይ ንካልእ ሰብ ክሳዕ ትቦ ድማ ብጣዕሚ እዩ ዘጨግረካ ንኡ ድማ ገንዘብ ጥዒ ምቕባድ ጽቡቕ እዩ።

ናይ ምኪና መሸጢዕ ዳካታት ኣብ ኢንተርኔት ብዘበናዊ ቴክንሎዙ ዝተደገፈ ኣገባብ ኮይኑ ንነጋዲታት ውልቀ ሰባትን ሥእልን ዝድዝን ሓበሬታ ወይ ናይት ምዋጋ መኪና ኣብ ዝተፋላለየ ድረገጻት ከም ኣማዞን ወይ ኢበይ ኣብ ኣ ወዳድቦኦም ዝተማሳሰለ ኣቕሪቡ ናይ ምሻጥ ዕድል ዝህብ ኣኣዝዩ ዘፊሕ ዓውዲ እዩ፡

ናይ ቦንዳ ዋጋ ድማ ቦንዳ ኣብ ምጀመርታ ኽፍታሕከሎ ዋጕኡ ኽብር ዘለ እዩ ድኅረ እቲ ዘበለጸ ምዝተልኾነ ኣብ ዝተረፈ ውድቕ ዝበለ ዋጋ ይህብሃቦ ማልቲት እቲ ዝረሳሕዝነረ ትሑትልኾነ ዋጋ ይበሃዋ።

ናይ መኪና መሽጥ ኣዳጋታት ኣብ ኢንተርኔት ብዘበናዊ ቴክንሎዙ ዝተደግፋ ኣገባብ ኮይኑ ንነጋድን ውልቀ ሰባትን ትእሊ ዝርዝር ሓበሬታ ወይ ናይ ዋጋ መ ምኪናታት ኣብ ዝተፈላለየት ደረገጻት ከም ኣማዞን ወይ ኢበይ ዝመሳሰሉ ኣጵልቄስናት ኣቕሪቡ ናይ ምሻጥ ዕድል ዝህብ ኣገልግሎት እዩ።

ኣብ መዓልታ ዕዳጋ ናይ ሞባይል ምስግጋር ገንዘብ ካብ ምትካም ብጥረገንዘብ ንሓዝ በልጽ ብዙኃት ሓስቶት ካብ ቀተር ዚመጹ ናይ ባንኪ ካብ ስኸዱ ብጥረ ገንዘብ ዘለይዎ ነገር ንግዛእ ይመርፁ።

ኣብ ከተማታት ዝርከቡ ናይ ገዛእርእስኻ መሸጣ ስፍረ ኣብ ገደተ በብታት ናይ ኣበቲ ከተማታት ውልቀ ሰባት ነቲመኪና ኣብ ቅድሚዖም ወይ ኣብ ጽጋዓ ሎዉ ኣቢሎም ብምልክት ወይ በጭሑፍ ፈርሴር እናበሉ ምንሻጥ ዘቕርቡ ኣገልግሎት ኣለዉ እዮ።

ናይ ምኪና ክራይ ኩባንያታት እዚኦም ቁባንያታት እዚኦም ኣግርግሎት ሂቦም ዝወዱዉ ወይ ሓደሽቲ ሞጌላት ብምምጻ ብዝ ዕርፍዎ መካይናት ንዝተወሰነ ዋጋ ናብ ሕዝቢ ዝሰጡዱ ዓብዪ ጐታ እዩ።

ናይ ቤት ኣቝሕታት ወይ ንሕንፃ መሳርሒ ዝኾኑ ኣቝሕታት ብዙኅ ገንዘብ ክተውፅእ ትግደድ ቕድሚ ሓደ መዓልቲ ኻብ ባንኪ ክትእዝዝ ግን ኣለካ ግዜ ተሓ ስበ ዝኾነ ባንክታት ንጸጥታ ኢሉ ብዙኅ ጥረ ገንዘብ ኣብ ገህሳ ኣይዕቑርን እዩ።

ሓድሽ ገንዘብ ካብ ባንኪ ከይተቐደደ ጽሪ ኮይኒ ክወፅእ ኸሎ በዕልኻ ፍሊስ ሚዕት ይፈጥረልካ ካብ ኣብቲ ዕላጋ ዝዘዋበር ረሳሕ ገንዘብ ሓድሽ ገንዘብ ኣብ ኢድካኽትሕዚ ጥረገንዘብ ኣብ ኢድካኽትሕዝ ይምረጽ ማለት እዩ።

ዝኣብ ጸገብ ናይ ዲጅታል ገንዘብ ኔትወርክ ንፍራስ ወይ መብራህቲ ምጥፋእ እንተኾን ብህዝ ቴሌፎንካ ክትከፍል እንሓሰብኻ ሢስተም እንድኅሪ ልየልደ ወይ መብራቲ እንድኅሪ ዘየላ ጥረ ገንዘብ እንድኅሪ ዘይብልካ ድማ ዝበለጸ ጭግር ይኸውን ማለት እዩ።

ሓለውቲ ባንኪ በዝኂ ዝብርከብ ገንዘብ ብኸመይ ከም ዝቖጽርዎ ጣዕኒ እዩ ዝገርመኒ ኣፃልዑቶም ኣዝይ ብቕጡፍ እቲገንዘብ ይቕንቀሰኣስ ከተጋገዩ ድማ ሓሰር ገንዘብ ብኣሽሓት የቃልዑ።

እዞም ቦታታት እዚዮን ብሓድሽቲ መጊናታት ወይ ድማ ብክባንያ ዝተሓደሱ መኪናታት ብወብዒ ዝሰጡ ትካላት ኮይኑን ብኣንዱ ኣብ ዓበይቲ ኸተማታት ዝርከቡ ትካላት እንተሆኑ ምኪና ምሻጥ እዩ ወና ሥርሖም።

ጥረ ገንዘብ ክትጠቀ ም ንከለኻ እቲ ገንዘብ ናበይ ከም ዝኸደ ክትከተተሎ ኣዙይ ይቐልል። ዲጅታል ክፍሊት ኣብ ዝስልክኻ ዂሉ ታሪኽ ዘለዎ ነቲ ድናን ወይ ንመጕዕእዚያ ዘውፀኻዮ ብቕሊሉ ክትፈልጥ ትኸእል ኣለካ።

ማሽናት ንሓሰር ዲጅታል ምግዓዝ ይበልፁ ሰባት ግን ንሓሰር ግጥረ ገንዘብ ንምፍላ ጣዚዮም ጐብዛት እዮም ነቲ ወረቀት ብብርሃንርዮም ወይ ነቲ ጽሑፍ ብምድሕሳስ ናይ መግሥቲ ድዩ ኣይኮነም ምፍላይ ይኽሉ እዮም።

ናይ ስጶርት ግዳውንቲ ናይ ቊዑሶ ጋንታታኣት ማልያ ዊይድ ማ ጀርሲ ትራክሱት ከምኡውን ናይ ጅም ክዳውንቲ ብቦንዳ መልካዓቢሉ ዩልእቲ ቦንዳ መውዙሕቲኡ ጊዜ ኻብ ወፃኢ ካብ ኣውሮጳ ካብኡ ኤስያ ካብ ንኣሜሪካ ዩዝ መጽእ።

ኣብ ውሽጢ ባንኪ ጥረ ገንዘብ ክተውፅኸለኻ ዝኸደ ናይ ፌርማኻ ንምልጥጣን እዩ ኢድካ እንተ ተመጸ ወይ ብቕጥፍ እንተፈሪምካ ሓላዊይ ባንኪ ነቲ ኃተታ ይነጽጎ ስለዙ ካብ መጀመርታ ክትጅምር ይገብረካ።

ከባብኻ ምክንሃን ቦንዳማለት ዳግማይ ምጥቃም ስለ ዝኾነ ክዳውንቲ ናብ ጐሓዕ ካብ ትድድበዩ እሞ ንካባቢና ካብ ዝብክል ዳግማይ ተጥቕንካ ምሞዓል ጽቡቕ እዩ።

ላይ ውሽጢ ኽራውንቲ እዙ ዓይለት ወንዳኡውን ኣሎ ኾይኑ ግን ብሰንኪ ጥዕናዊ ምኽንያታት ገደገለ ሰባት ምግዝኡ ይፈርሕዎ እዮም ይኾን እምበር ብበዝሒይውን ይሽወጥ እዩ ኣብ መውዙሕቲ ቦታታት ብምሳሌ ኣብ ብልዕቤት ከተማት ወይን ኣብ ገጠራት ብጣዕሚ ካብ ዝሽወጡ ሓደ የሱ።

ቁማርንግዲ ነጋዶ ቦንዳ ዕፁ ጥቡዝ ይገዝሉ ኸለዉ ኸም ዕፃ እዩ ሓደ ሓደ ጊዜ ብጥዓሚ ዘቦቕ ይበጽሖም ሓደ ሓደ ጊዜ ድማ ርስሓት ዘለዎ ይበጽሖም ሉ እዮምውን ዝጐስዱ::

ኣብ ባህልና ዝተለመደ ነበር ኣሉ ኣብ ምርኣ ጥረ ገንዘብ መሃብ ልሙድ ኣትሓሳ ስበ እንተኾን ኣጋይሽ ንሓንቲ ሰብ ሓዳር ሕይወትን እምጅማር ዝሕግዝ ናይ ገንዘብ መጠን ብጶስታ ገንዘብ ኣቢሎም ብሳንዶቕ ይህብዋ።

ውዳእ ሞባይል ባንኪ ከቢድ መሓስ ገንዘብ ኣጕዲሉ ሕጅ በቐልሉ ኰድ ተተቕንካ ንምሥራሕ ወይ ንኣገልግሎት ኽትከፍል ትኽእል ኢኻ ንምሳሌ እናማይ ክትከፍል እንተኾንካ ወይ ና ኤሌትሪክ ኽትከፍል ተኾንካ በቐልሉ ብሞባይል ባንክን ትኸፍል ኢኻ እዙይ ድማ ካብ ጥረ ገንዘብ ዝሓሸ ኣገባብ እዩ።

ብብዙኃት ሠራቕቲ ዲጅታል ገንዘብ ካብ ጥረ ገንዘብ ዝሓሸ ድሕንነት ኣለዉ ስልኪ እንተ ተሪእኻ እኳ ገንዘብካ ብስምኰድ ተሓሊቡ ጸንሕ ጥረ ገንዘብ ግን ብቐዲሉ ስለ ዘሥራቕዕ ዲጅታል ገንዘብ ኣማራጭ ኣለ ጽቡቕ:;